እንዳ ቤት ምግዊ ምኽፋት ጥቕሙ ንማሕረሰ ውሕስና ምግቢ እዩ፡፡ ንመቕረባይ ፅቡቕ ዝኾነ ኣታዊ ይረክብ፡፡ እንዳቡና’ውን ብተመሳሳሊ ንተጠቃማይ ከም መነቓቕሒ መዛናግዕን ንመቕረቢ ድማ ፅቡቕ ዝኾነ ኣታዊ እዩ፡፡ ብሓፍሻ ድማ ዕድል ስራሕ ምፍጣርን ሕይወትካ ምምሕያሽን እዮም፡፡

ኣብ ዓድና እንዳቡና ብምኻድ ጊዜ ንምሕላፍ ልሙድ እዚ ማለት ቡና ምስታይ ልክዕ ከም ናይወልፊ ዕድመ ዝሕሰበሉ ሰዓታትውን ኣለዉ፡፡ ይኹኑ እምበር ቡና ምስታይ ንወልፊ የሳጠሕ እዩ፡፡ ስለዙይ መንእሰይ ዕድሚኡን ጊዜኡን ሰዊኡ ናብ እንዳቡና ክኸይድ የቡሉን፡፡

ባንኪንተማሂሮም ስራሕ ዝሰኣኑ መናእሰይ መተባብዕን ዕድል ስራሕ ዝፈጥርን ዓይነት ትካል እዩ፡፡ እዚ ማለት ድማ ንናይ ነዊሕ ልቓሕ ክሳብ ሸዉዓተ ዓመት ዝፀንሕ ልቓሕ ምምችቻው ወለድ ዝቐንሰ ዓይነት ልቓሕ ብምፍጣርን ምፍራይ ሓይሊ ሰብ ክውስኽ፣ ስእነት ስራሕ ክቕንስን ይሕግዝ፡፡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

ናይ መንግስቲ ኤለክትሮኒክስ ኣገልግሎት ዝበሃሉ ከም ሬድዮ፣ ቴሌብጅን ካልኦት መራኸብቲ ሓፋሽን ዘጠቓለለ እዩ፡፡ ናይ መንግስቲ ኤለክትሮኒክስ ማለት መንግስትን ህዝብን ንምርኻብ መልእኽቲ ንምምሕላፍን ዝገብር ግልጋሎት እዩ፡፡ ንኣብነት ሕፁፅ ኣዋጅ ንምእዋጅ ሬድዮ፣ ቴሌብጅን ምጥቃም ማለት እዩ፡፡

ብተወሳኺ ሆቴላት ዓድና ህዝዋዊ ዋዕላታት፣ ኣኼባታት፣ ኣዋጃት፣ መድራኽ መደረታት ዝካይደሉን ዝተበኣሰ ሰብ ዝሸማገለሉን ቦታታት እዩ፡፡ ኮታስ ሆቴል ማለት ፅላል ዓዲ ሆቴል ማለት ፅላል ህዝቢ እዩ፡፡

ቡና ምስታይ ብባህልና ን መንእሰይ ዝተከልከለ እዩ::ቡና ዝሰቲ መንእሰይ ከም ሓደ ዝይረብሕ ቁም ነገር ዘይ ብሉን ስብ ሓሶትን ሓምየትን ዝውዕል ወይ ድማ ከም ሓደ ከይተቀፅዐ ዝዓበየ ሰብ ይሕሰብ::

ሆቴላት ዓድና ከም መዕረፊ መንገደኛታትውን እየ ሓደ መንገደኛ ምዕረፊኡ ዎቴል እዩ እቲ መንገደኛ ካውሽጢ ዓድን ወፃን ክኸውን ይኽእል ስለዙይ ነቲ መንገደኛ ፁሪ ገዛ ጽሪ ዓራትን ፁሪ መግን ማይን ብስማጣጠነዋጋ ዘርኸወሉ ቦታይ ንሰዋና ሆቴላት ድማ ከም ምንጭ ኣታው ኾይኑ የገልገ።

ዓድና ካብተን ዘይማዕበላ ሃገራት ሓንቲ እያ፡፡ ስለዝኾነ ድማ ብዙሕ ናይ መኪና መሸጢ ቦታታት የለዉን፡፡ እንተሃለዉ እውን ምዕቡልን ምችው ዝኾነ ኣቀራርባ የብሎምን፡፡ ስለዚ ጠንኪርካ ብምስራሕ ሓደሽቲ ምዕባለታት ብምትእትታውን ምዕቡላት ዝኾኑ ናይ መኪና ምሽጢ ቦታታት ምፍጠር፡፡

ሆቴለትና ኣብ ምርዓ እንትርእ ሕ/ሰብና ጥዕም ምግብ ጥዕም መሰተ ሰትዩ ባህላዊ መዝቃ ገይሩ ፃዕዳ ነፀልኡ ዓጥቁ ውይእስክስ እዳበለ ክስዕስዕን ደሚቁ ክውዕልን ድሙቅ ጎይላ ክህልዎን ሆቴላትና ዓብይ እጃም ኣለዎ።

ባንኪ ገዛ ንዘይብሎ ወገናን ኣብ ዘለናይ ኦዋን ገዛን ምሕግዛ ይኹን ገዛን ምሥራሕ ብጥዕም ከቢድት ዘይከኣልን ነገር እዩ ይኹን ዳ እምበር ባንኪ ብዘቕረበል ካብ ማራጺ ገዛ ምሥራሕ ይኹን ምግዛ ይከኣል እዝ ማለት ባንኪ ክሳብ ሰውዓ ንት የዘለሃሞ ሠሳንት የሒስኻ ብመቕራብ ገዛ ገዚእኻ ቕስ ናበልካ ሠሪሓ ኽትምልስ ዓብዪ ዕድል የህበካ።

ዓድና ኸብተን ዘይማዕበላ ዓድታት ሓንቲ እያ ስለዝኾነ ድማ ብዙሕ ናይ መኪና መሸጢ ቦታታት የለዉን። እንተሃለውን ምዕቡሉን ሙቹውን ኣቀራርባ የብሎምን ስለዙይ ጠንኪርካ ብምስራሕ ሓድሽቲ ምዕባለታት ብምእትታውን ምፅቡላት ዝኾኑ ናይ መኪና ምሸጢ ቦታታት ንፍጠር።

ባንኪ ንሕፃናትዉን ጽቡቕ ዘኾነ ኣተ ዓባብያን ክህልን ቊጠዋ ዝ ኣምን ወለዶን ምፍጣር ዓቢ ይጃምኣሎ እዝ ማለት ብወልዕቶም እናቖጠዉ የዓዊዩ እሞ ምስ ዕዊዩ ዕጸፍተ ዓፃጸፍ ኪይሩ ልቓሕ ኣሞሻኩ ናብ ሥራሕ ንኽኣቱ ይሕግዝ

ሆቴላት ዓድና ብባህላውን ዘመናውን ኣቐራርባ ምግብታት ዝማዕበለት ብዙሓት ናይ ወሽጢ ዓድን ወፃእን ኣጋይሽ ዘስተኣናግዱላ መዕረፊ ኣጋይሽ እዩ። እዚ ማለት ተጠቀምቲ ቀይሕ ጸሊም ሓባሻ ፈረንጂ ኸይበልካ ብማዕረ ትግልገለሉ ቦታ ኢዩ።

ሆቴላት ከም ዕድል ስራሕ መናእሰይ ኣብ ሓደ ሆቴል ብዙሓት ዘፈር ስራሕቲ ኣለዎ። እዚ ማለት ምሕደራ ሆቴል፣ ተቐበልቲ ኣጋይሽ፣ ፀብሒ ስራሕቲ፣ ሓለዋ ሆቴል፣ እንጀራ ጋገርቲ ወዘተ ዝበሉ ዘፈራት ስራሕ ናይቲ ሆቴል ንብዙሓት ስራሕ ዝሰኣኑ ወጋናት ይሕግዝ። ስለዙይ ሆቴላትና ስእነት ስራሕ ኽንኪ ዓብዪ ግደ ኣለዎ።

ሆቴላትና ኣብ ምርቓ ተምሃሮ ኣብ ትግራይና ትምህርቲ ተማሂርካ ምስ ወድእኻ ናብ ዝተምሃርካይ ዓውዶ ስራሕ ንምእታዊ ዝግበር ናይ መሰኔታ ድግስ እዩ ምርቓ ከዓ ይበሃል። መብዛሕቲ እዋን ድማ ምርቓ ተምሃሮ ኣብ ሆቴላት ይካየድ፣ ስለዙይ ሆቴላትና መንገዲ ፅኑዕ ዕላማ እየን።

ካብ ቦንዳ ኽዳን መሸጢ ሕዚ ናብ በበስይ ዝጥቆመሉ ናይ ኽዳን ዕዳጋ ናይ ቦንዳ ኽዳን ዋግኡ ዝተማጣጠነ ድኻን ሃፍታምን ማዕረ ዝኽዶኖ ዓይነት ኽዳን እዩ። ይኹንዳኣምበር ቦንዳ ኽዳን ዝፅየፍ ሕብረተሰብን ኣለና። እዚ ማለት ናይ ቦንዳ ኽዳን ናይ ሙው ት ኽዳን ከም ዝኾነ ጌርካ ዝሕሰበሉ እዋናት እውን ኣሎ።

ሆቴላት ኣብ መርዓ እንትርአ እቲ ዝስራሕ ምግቢ ፅሬቱ ዝሓለወን ብሰብ ልምድን ሞያን ዘለዎን ሰባት ስለ ዝዳሎ ተመራፂ ይገብሮ፡፡ ካሊእ ድማ ንኣጋይሽ እቲ መርዓ ጽቡቕ ዝኾነ መቕመጢ ጥዑም ዝኾነ ምግቢ ንክህሉ ይሕግዝ፡፡ እዙይ ሆቴላት መሕለፊ ዓበይቲ ድግሳት መርዓ እየ፡፡

ሆቴል ዓድና መዕረፊ ኣጋይሽ ብቻ ዘይኮነስ ንማሕበረሰብ ዓድና ብዙሕ ድግሳት ዘሐልፋሉን ፅላል ዓዲ ዝኾናሉን ቦታታት እየን። ንኣብነት መርዓ፣ ክርስትና፣ ቃልኪዳን ወዘተ ዝዳለዋሉ ቦታ እዩ።

ባንኪ ንኣካለ ጕዱኣት ኣካል ጕድኣትና መራሎም ከይስበር ናይ ስራሕ መንፈሶም ከይዕጾ ባንኪ ዓብዪግደ ይፃወት፡፡ ምኽንያቱ ባንኪ ፍልይ ነፃ ወለድ ልቓሕ ብምችቻው ኣካል ጕድኣትና ከም ሓደ ጥዑይ ዜጋ ሰሪሖም ንኽኣትው ይሕግዝ፡፡

ባንኪ፡- ባንኪ ቕርሽና ውሑስ ዝኾነ መንገዲ እነቕምጠሉ ትካል አዩ፡፡ ኣብ ባንኪ ዘቕመጥናዮ ገንዘብ ውሑስን ሓላፍነቱ ዝተወሰነን መንግስታዊ ትካል እዩ፡፡ ባንኪ ቅርሺ ካብ መቕማጥ ኃሊፉ ጽቡቕ ዝኾነ ልቓሕ ኣማቻችዩ ንመንእሰይ ዕደል ስራሕ ዝፈጥር ትካል እዩ፡፡